መዝናነዪ ቦታ ማለት አእምሮካ ተሐድሰሉ ማለት በቃ ዝኮነ ሓዱሽ ነገር በቃ ኣእምሮካ ናብ ትዝናንየሉ ቦታ ኮይኑ ን አብነት ከም መናፈሻ መዝናነዪ ቦታ ከም እንዳ ሻሂ ቡና ክኾን ይክ እል እዩ።

ተፈጥሮን ኣከባቢን ክንብል ከለና ናይ ሓደ ኣቀማምጣ መልከዐ ምድሪ ኮይኑ ግድሚ ክኮን ይክእል እዩ ያው ሓምለዋይ ቦታ ክኮን ይእል እዩ እዚ ተፈጥሮን ከባብን ይባሃል፡፡

መስተታት ክንብል ከለና ኣኣ ዓይነታት መስተታት ቡዙሓት ኮይኖም ንኣብነት ከም ስዋ፣ ኣረቂን ቢራን ዝኣመሰሉ መስተ ይባሃሉ ማለት እዩ፡፡